እዚ መመላኽዕን መፀበቕን ደቂ ሰባት እዚ ዝተፈላለዩ ዓይነታት ናውቲ ተጠቒምካ ደቂ ሰባት ቆርቦቶም ኣዝዩ ፅቡቕን ልስሉስ ሰሓባይ ንክኸውን ዝጥቀሙሉ ዓይነት መፀበቕን መመላኽዕን ናውቲ እዩ።

እዚ ካብ ዓይነታት ምግቢ ሓደ ኮይኑ እዚ ምግቢ እዚ ድማ ካብ ደርሆን እንቛቑሖን ዝተዳለወ ዓይነት ምግቢ እዩ፡፡ እዚ ምግቢ እዚ ኣዝዩ ሙቁርን ጥዑሙን ዓይነት ምግቢ እዩ፡፡

እዚይ ዘመናዊ ምድጃ እዙይ ምግቢ ንምብሳል እንጥቀመሉ ኮይኑ። እዚ ኣብ ሓፂር ስዓት ምግቢ ኣብሲልና ንክንምገብ ዝገብር ዓይነት መሳርሒ ስዩ። እዙይ መሳርሒ እዚ ኣዝዩ ብፅርየቱ ኮነ ብቅልጣፊኡ ኣዝዩ ፅቡቅ ዝኮነ መሳርሒ እዩ።

እዞም ዝተፈላለዩ ዓይነታት ዉጺኢታት ኣትክልቲ ኮይኖም ወዲሰብ ንምግቢ ዝጥቀመሎም ዓይነታት ኣትክልቲ እዮም፤ እዞም ኣትክልቲ እዚኣቶም ብጣዕሚ ምቁራትን ጥዑማትን ዝኮኑ ዓይነታት ኣትክልቲ እዮም ።

እዚ ጫማ እዚ ሸበጥ ዝበሃል ኮይኑ ስሙ ኣብ ገዛ እንረግፆ ዓይነት ጫማ እዩ::እዚ ሸበጥ እዚ ክንገብር ከለና እግርና ብቀሊሉ ንፋስ ፀሓይን ክረክቦን ገብር ዓይነት ጫማ እዩ::

እዚ ዘበናዊ ህንፃ እዚ ብሰብ ሞያ ዝስራሕ ዓይነት ህንፃ ኮይኑ ደቂ ሰባት ንምንባር ዝጥቀምሉ ኣዝዩ ንምንባሩ ምችውን ደስ በሃልን ዝኮነ ዓይነት ህንፃ እዩ፡፡ እዚ ህንፃ እዚ ብጣዕሚ ምልክዑን ምዕርጉን ዝኮነ ህንፃ እዩ፡፡

እዚ እንሪኦ ዘለና ዝተፈላለዩ መሰረታዊ ድልየታት ናይ ወዲ ሰብ ኣማሊኡ ዝሕዝ እንዳሸቐጣመቐጥ ኮይኑ ኩሉ ዓይነት ሸቐጣመቀጥ ክርከበሉ ዝኽእል ንወዲ ሰብ ኣድላይ ዝባሃሉ ነገራት ብሓፈሻ ጠሚሩ ልሕዝ ቦታ እዩ፡፡

እዚ መንገዲ እዙይ ተሽከርከርቲ ንምጉዓዓዝ ዝጥቀምሉ መንገዲ ኮይኑ ብዘመናዊ መልክዕ ኣትሒዝካ ዝስራሕ ዓይነት መንገዲ እዩ፣ እዚ መንገዲ እዙይ ኣዝዩ ስሉጥን ቅልጥፉን ዝኮነ ናይ ግልጋሎት ተሽከርከርቲ ንምርካብ ዝጠቅመና ዓይነት መንገዲ እዩ።

እዚ ኣብ ናውቲ ኣቁሑት ገዛ ዝምደብ ኮይኑ ምግቢ ንምብሳልን ንምምቅማጥን እንጥከመሉ ዓይነት መሳርሒ እዩ። እዚ መሳርሒ እዚ ምግብና ብቀሊሉ ንከይብከል ተኸዲኑ ዝቅመጠሉ ዓይነት መሳርሒ ኣቁሑ ገዛ እዩ።

እዞም ዝተፈላለዩ ዓይነታት ዉጺኢት ኣትክልቲ ዝኮኑ ፍራምረ ደቂ ሰብ ንምግብነት ዝጥቀምሎም ዓይነታት ፍራምረ ኾይኖም፣ ሓደ ወዲሰብ እዞም ዓይነታት ፍራምረ እንድሕር ደኣ ተመጊቡ ጥዕንኡ ዝተሓለወ ክኸዉን ዝገብሩ እዮም።

እዚ ኣከዳድና እዚ ናይ ሓደ ማ/ሰብ ንዕኡ ዝውክል ኮይኑ ደቂ ኣንስትዮ ዝኽደነኦ ዓይነት ባህላዊ ኽዳን ካብ ጡጥ ዝስራሕ ዓይነት ክዳን ተኸዲነን ዘርኢ እዩ::

እዚ ቦታ እዚ ደቂ ሰባት ንከም መዘናግዒ ዝጥቀምሉ ኮይኑ ዝተፈላልያ ዓይነታት እንስሳ ዝገዳም ዝተፈላለዩ ዓይነታት ኣትክልቲ ዘለዉዎ ኣዝዩ ፅቡቁን ደስ በሃልን ዝኮነ ቦታ እዩ ። እዚ ቦታ እዚ ደቂ ሰባት ከም መዘናግዒ ዝጥቀምሉ መስሕብ ቱሪዝም እዩ ።

እዚ መመላኽዒ እዚ ክልተ ፍቁራት ፍቅሮም ንምግላፅ ልጥቀምሉ ዓይነት ናውቲ እዩም ፡፡ እዞም ንሪኦም ዘለና ናውቲ ክልተ ፍቁራት ብጣዕሚ ዝፋተውን ዝፋቀሩን ምዃኖም ንምግላፅ ዝጥቀሙሎም ናውቲታት እዮም፡፡

እዞም እንሪኦም ዘለና ኣቦ ወንበር ምምሕዳር ክልል ትግራይ አቶ ጌታቸው ረዳ ይበሃሉ። አቶ ጌታቸው ረዳ ካብ ክልተሸሕን ዓሰርተ ሓሙሽተን ክሳብ ሐዚ ብግዝያዊ ምምሕዳር ክልል ትግራይ ኣቦ ወንበር ኮይኖም እናመርሑ ዝርከቡ ውልቀ ሰብ እዮም።

እዚ አቕሓ እዚ ከም መመላኽዒ መፀበቅን እንጥቀመሉ ኮይኑ ኣብ ገዛ ከም መማላኽዕን መፀበቕን ጌርና እንጥቀመሉ ፍሉይ ዓይነት ፅባቐ ንክህልዎ ነቲ ገዛ ዝገብር ዓይነት ናውቲ እዩ።

እዙይ ናይ ሓደ ሕብረተሰብ መነባብሮ ዝገልፅ ኮይኑ እቲ ሕብረተሰብ ከመይን ብከመይን ይነብር ንዝብል ዘሪኤና ምስሊ እዩ። አብዚ ምስሊ እዚ ባህላዊ መጓዓዝያ ከም አድግን በቅሊን ዝኣመሰሉ መጓዓዝያታት ከም ዝጥቀሙ ይሕብር።

እዚ መፍለይ ምልክት ውድብ ሕብረት ኣፍሪካ ኮይኑ ውድብ ሕብረት ኣፍሪካ ድማ ኣብ ኣዲስኣበባ ማእከሉ ገይሩ ኣብ ጉዳይ ልምዓት፣ ሰላምን ፀጥታን ኣፍሪካ ኣድሂቡ ዝሰርሕ ኣዝዩ ገዚፍ ዝኮነ ውድብ እዩ።

እዚ ኣከዳድና እዚ ናይ ሓደ ሕብረተሰብ ባህሊ ክገልፅ ዝክእል ኮይኑ ደቂ ሰባት ዝተፈላለዩ መፀበቂ ተጠቂሞም ዝተፈላለዩ ዓይነታት ክዳዉንቲ ተከዲኖም ደስትኦምን ሓጎስን ዝጥቀምሉ ዓይነት ባህሊ እዩ።

እዞም እንሪኦም ዘለና ናውትታት መሳርሒ ኮይኖም ሓደ ህንፃ ተጀሚሩ ክሳብ ዝውዳእ ንምስራሕ እንጥቀመሎም ዓይነታት መሳርሒ እዮም፡፡ እቲ ህንፃና ኣዝዩ ጥንኩርን ድልድሉን ንክኸውን እንጥቀመሎም ዓይነታት ናውቲ እዮም፡፡

እዚ መሳሪሒ እዚ ሓደ ፅሑፍ ንምብዛሕ ንጥቀመሉ ዓይነት መሳርሒ ኮይኑ ብጣዕሚ ኣገዳስን ኣድላይን ዝኮነ ዓይነት ምርሳርሕን እዚ መሳርሒ እዚ ብበዝሒ ኣብ ገዛን ቢሮን ንጥቀመሉ ዓይነት መሳርሒ እዩ ።

እዚ ደቂ ሰባት ቆርበትና ኣዝዩ ምልኩዕን ልስሉስን ንክኸዉን ንጥቀመሉ ዓይነት መመላኽዕን መጋየፂን ኮይኑ ካብ ኣትክልትን ካብ ዉፅኢት እንስሳትን ክስራሕ ዝኽእል መፀበቂን መመላኽዕን ደቂ ሰባት እዪ ።

እዚ ማእኸል እዚ ዝተፈላላዩ ነገራት ንምሻጥን ንምግዛእን ንጥቀመሉ ቦታ እዩ፡፡ እዚ ቦታ እዙይ ደቂ ሰባት ዘድልዮምን ነገራት ብምሻጥን ብምዕዳግን ዝጥቀምሉ ቦታ እዩ፡፡

እዚ ናውቲ መሳርሒ ገዛ ኮይኑ እዚ መሳርሒ እዚ ማይ ንምውዓይ ንጥቀመሉ ዓይነት መሳርሒ እዩ፡፡ እዚ ዓይነት መሳርሒ እዚ ከም ቡናን ማይ ንምውዓይ ንጥቀመሉ መሳርሒ ናውቲ ገዛ እዩ፡፡

እዛ አከዳድና ዙይ ደቂ ሰባት ደስተኦምን ሓጎሶም ንምግላጽ ዘጥቆምሉ ዓይነት ኣካዳድና ኾይኑ ኣብ መርዓ ልደትን ኣውድኣመትን ዝዂደንዎ ዓይነት ኣካዳድና እዩ።

ዘካዳድናእዙይ ናይ እስልምና ኃይማነት ኣካዳድና ሁይኑ እምነት ኃይማነት እስልምና እምነቶም ንምግላጽን ንመለለይ ሞንነቶም ጌይሮም ዝጥቆምሉ ኣይነት ኣካዳድና እዩ::

እዙ ጽፍርናን ምቝራጽን ጥቀመሉ ዓይነት መሣርሕ ኾይኑ ንካብ ሓጺን ንድስራሕ ዓይነት ዘመናዊ መሣርን ጽፍር ናይ ኢድናን እግራን ምቝራጽን ጥቆመሉ ኣይነት መሣርሕ እዩ።

እዝ ማመርኽ ብዙይ ዘመናዊ ሕንፃ ኾይን ቶምሃሮ ትሙርቶም ንኹምመሃሩ ጠቅም እዝ ማመርክ ብዙይ ቶምሃሮ ካብ ሣሕል ቊርን ዝናምን ዘካላኸል መምህርኽፍሉ እዩ።

እዝ ተፈጥራዊ ቦታ እዙይ እዙይ ደስ ብሃለን ምልኩዕን ቦታ ኾይኑ ደቂ ሰባት ከብ መዛና ጋእን ዘጥቆምሉ ሓንጐሎም ዕርፍቲ ንኸረክብ ኢሎም ዘጥቆምሉ ዓይነት ቦታ እዩ::

እዙ ተምሃሮ እናተ ማያዮት እናተራዳዱን ፍልጠቶም ንኽዑዊ ዘሕግዘ ዓይነት መሃራይ እዙይ መሃራ እዙይ ቶምሃሮ ን ኖዓልቶም እናተ ማያጡ ስተፈላለይ ኣይነታት ሕተ ዘሰርሕሉ ዓይነት ከዲ ምምህሪ ምስ ሊ መሃር እዩ::